እዚ ኣብ ምስሊ ንሪኦ ዘለና ንመስሕብ ቱሪዝም ንጥቀመሉ ቦታ እዩ፡፡ ኣበይ ከባቢ ይርከብ?

እዞም ኣብ ምስሊ ንሪኦ ዘለና ሕብረተሰብን ስድራን ባህላዊ ክዳን ተኸዲኖም ኣለዉ፡፡ እዚ ባህላዊ ክዳን ኣበይ ከባቢ ይጥቀሙሉ?

እዛ ባህላዊ ኣከዳድና ተኸዲና ዘላ ሰበይቲ መቐነት፣ ጎቦጉብ፣ ፅሩራ ገይራ ኣላ፡፡ እዚ ተኸዲናቶ ዘላ ኽዳን ካብ ምንታይ ይስራሕ?

እዛ ንሪኣ ዘለና ኣብ ምስሊ ባህላዊ መጋየፂ ገይራ፣ ተቖኒና ንሪኣ ኣለና፡፡ እዞም ባህላዊ መጋየፂ እንታይ ይበሃሉ?

እዚ አብ ምስሊ ንሪኦ ዘለና መዘናግዒ ቦታ እዩ። አበይ ከባቢ ይርከብ?

እዚ ንርኦ ዘለና ኣብ ምስሊ ኣብ ትግራይ ዝርከብ ኮይኑ፣ ንመስሕብ ቱሪዝም ዝጠቅመና ቦታ እዩ። ፍሉይ ቦትኡ እንታይ ይብሃል።

እዞም ንሪኦም ዘለና ኣብ ምስሊ ናይ ሃይማኖት ኣቦታት እዮም፡፡ ዘለዉዎ ፍሉይ ቦታ እንታይ ይበሃል?

ኣብዚ ንሪኦ ዘለና ምስሊ ባንዲራ ይርአየና ኣሎ፡፡ እዚ ባንዲራ ናይ ኣበይ ሃገር እዩ?

ኣብዚ መፅሓፍ ቅዱስካ ፍለጦ ዝብል ብቐሺ ብርሃነ ካሕሳይ ዝተፃሕፈ መፅሓፍ ንርኢ ኣለና፡፡ እዚ መፅሓፍ ካብ ምንታይ ተሰሪሑ?

እዙይ ዝርኣየና ዘሎ ኣብ ምስሊ ሰብን ባንዴራን ይርኣየና ኣሎ። እዙይ ባንዴራ ናይ ኣበይ ሃገር እዩ? እቲ ሰብ ከ እንታይ እዩ ዝገብር ዘሎ?

እዚ ንሪኦ ዘለና አብ ምስሊ ምስሊ እንስሳ ይረአየና አሎ። እዛ እንስሳ እንታይ ትበሃል?

እዚ እንሪኦ ዘለና ኣብ ምስሊ ዝተሰንተረ ፀጉሪ ይርአየና ኣሎ። እዚ ዓይነት ባህሊ ኣብ ምንታይ ከባቢ ይጥቀምሉ?

እዚ ንሪኦ ዘለና ምስሊ ብዛዕባ ጥዕና ፍልጠት ንቀስመሉ ቤት ትምህርቲ እዩ። እዚ ቤት ትምህርቲ ኣበይ ከባቢ ይርከብ ?